ደቂ ተባዕትዮ ይኾኑ ደቂ ኣንስትዮ ዝተፋላለዊ መጋየጽታትን መመላኽዕን ክጥቆሙ ኣዕዘብ ኢና እዝ መጋየ ጽቲ ድማ ደቂ ኣንስትዮ ጽቆምሉኾይኑ ወርቂ እና ተብሃለ ዝፍለጥ እዩ ኣሳድ ኣብ ድማ ይእስር።

ምስሳ ኣብ ክልተምቆዱ ምስወኑ ናይበራኻ እንሳን ናይገዛ እንሳን ተውሂሎም ኣብ ክልተን መቕሎም ዜም ርእዮም ዘለና ኣሰኸዓ ኣብኣብ ዑሪ በሃሉ ንምግብናትቆምውን የመሕራ ስን ጠቖመሎን ኢና።

መንግስታውን ዘይመንግስታውን ትካላት ንዓና ይውክለና እዩ ኢሎም ዝኣሞኑሉ ኣርማ ኽትቀሙ ንዕዘብ ኢና፡፡ አዚንርእዮ ዘለና ኣርማ ድማ ቢሮ ኽልል ትግራይ ትምህርቲ ክልል ትግራይ ይውክል፡፡

ስራኅ ንወዲ ሰብ ጥዕሚ ኣግዳስዩ ምህንያቱ ምናዋበሩ ዘመሒሸሉ ሓድሽቲ ነገራት ፈልጠሉ ምስ ሓድሽ ሰባት ሓሽ ማኅበራት ሰብ ዘላዳዶሉ ኢዩ እዝ ምስሊ ነር ዘለና እንይተብህሪሉ ይፍለጥ ።

ከም ዝፍለጥ መጽሓፍ ሓደሽቲ ሓበሬታታትንርኽወሉ ከምኡውን ናሕይወት ተምኲሮና ነማዕብለሉን ሓደሽቲ ምሕዞታት ንመሃረሉን እዩ እዛ መጽሓፍ ኦሮማይ ዝተብሃለት ብባዕሉ ግርማ ዝተደረሰት እያ።

ኣብ ዓለና ብዙኃት ባንዴራታት ኣለዋ ባንዴራ ንሓንቲ ሃገር መደለይ ምንምነት እዩ እዝ ንዕዞወዘለና ባንዴራ ድማና ኤቴጴያ ዲያስጶራ ኤጀንሲ ዝበድ ባንዴራ እዩ።

ንወዲ ሰብ ካብ ዘልዮም መሠረታዊ ግልጋልዎት ሓደ ትምህርቲ ኾይኑ ተምሃሮ ፍጠት ዝቖስሙሉ እዩ ዝ ንዕዘዎ ዘለናኣ ደምና ተምሃሮ ኣብ ክፍሊ ናተምሃሩ ይርከቡ።

ደቂ ተውዕትዮ ይኹኑ ደቀ ኣንስትዮ ዝተፋላለይ መጋየስታትን መማላኽዕን ክጥቆሙን ዕዘብ ኢና ሓደ ኻብቶም መጋያፅ ስታት ኣሳድ ዝእሠር ኣብ ኢድ ዝእሥር ከምኡኑ እግሪ ዝእሥር መጋየጥስታት ኣለዉ። ዝንዕዞ ዘለና ድማ ኣክሳድ ዝእሠር መጋየጽ እዩ

ኣብ ሃገርና ደቃ ንስትዮ ይኹኑ ደቂ ተባትዮ ዝተፋላለዩ ፋሽን ቅዲ ኣከዳድና ኽበኑ ንእዘር ኢነ እዙይ ንእዘዎ ዘለና ፋሽን ቅዲ ኣካዳድና ድማ ብህላዊ ኾይኑ ናይ ራያ ኽዳን እዩ።

ኣብ ዓለምና ብዙኃት ዓይነት ስጶርታዊ ጸወታታት ኣለዉ ብኣቶም ሓደ ዂዑሱ ጸወታ እዩ እዝ ንዑዘወ ዘለናን ዓለምና ዂዑሰተ ጸዋታ ኣይኮይኑ ሮወልድ ሎዋንድስኪ ድማ ይበሃል።

ደቂ ኣንስድዮ ይኹን ደቂ ተባዕትዮ ዝተፈለለየ መጋየፅን መመላኸዕን ክጥቆሙን ንዕዘብ ኢና፡፡ እዚ ንሪኦ ዘለና ወርቂ ይባሃል፡፡ ኣብ ክሳድካ ይእሰር ብበዝሒ ድማ ደቂ ኣንስትዮ የዘውትሮኦ፡፡

ዜና ማለት ወዲ ሰብ ሓደሽቲ ነገራት ዝፈልጠሉን ትኩስ ሓበሬታታትን ዝረክበሉን እዩ። እዚ እንሪኦ ዘለና ካዓ ዶክተር ቴድሮስ ኣድሓኖም ይባሃል ናይ ውድብ ጥዕና ዓለም ሓላፊ እዩ።

ከምዝ ዝፍለጥ ወዲ ሰብ ናውርኡን ምምሕያሽን ሕይወቱን ምምራሕን ኣብስተፋላለይ ዓውደ ሥራሕ ተዋፊዱ ዝተፋላለይ ነግድን ምትዕድዳገን ሥራሕ እቲ ኽሠርሕ ንዕዘብ ኢና እዝ ድማ መሸጣድ ደርሁ ዝተብሀለ ናይ ንግድን ምትዕድዳገን ሥራሕቲ እዩ።

ደቂ ተባዕትዮ ይኹኑ ደቂ ኣንስትዮ ዝተፋላለይ መጋየጽን መማላኽዕን ክጥቆሙን ኣዕዘብ ኢና መጋየጽታት ኣሳድ ዝእሥር ኣብ እዝኒ ዝእሥር ቆምኡውን ኣብ እግሪ ዝእሥር መጋየ ጽታትውን ኣለዉ።

ከምዝፍለጥ መጽሓፍ ሓድሽቲ ነገራትን ሓድሽትን ሓበረታታትን ዝረኽብሉን ከምኡውን ናይ ሕይወት ተሞክሮም ዘማዕውሉሉን እዩ። እዚ ንዕዘዋ ዘለና መጽሓፍ ድማ ናይ ንስ ሕይወት ዝብሃለ ብምርጌታ ሮቤል ሃፍቶም ዘተደረሰት እያ።

እንስሳት መብዛሕትኡ ጊዜ ናይ ገዛ እንስሳን ናይ በርኻ እንስሳን ተዋሂሎም ኣብ ክልተኽንክፍሎም ኽእል ኢና እዝ ንዕዝ ዘለና እንስሳ ድማ ናይ ገዛ እንስሳ ኾይኑን ደራሁዊ በሃላ።

ደቂ ተብዕትዮ ይኹኑ ደቂ ኣንስትዮ ስተፋላለዩ መጋየ ጽላትን መለኻ መማላኽዕን ክጥቆሙን ዕዘብ ኢነ ሕዝ መጋይ ጽኒ ድማ ወርቂ እና ተብሃለ ኣይፍነጥ ኣፍክሳድካ ድማ ይእሠር።

ኣብ ዓድና ብፍላይ ድማ ኣብ ትግራይ ብዙሓት ባህላዊት ትልሂታት ኣለዉ። ንኣብነት ናይ ባህላዊ ትልሂት ናይ ራያ ኣለዉ፣ ናይ ተንቤን እኒኦ። ካብዞም እንርእዮም ዘለና ባህላዊ ትልሂት ሓደ ናይ ተንቤን እዩ። እዚ ናይ ተንቤን ባህላዊ ትልሂት ድሞ ኣውሩስ እናተበሃለ ይፍለጥ።

ደቂ ተባዕትዮ ይኹኑ ደቂ ኣንስትዮ ዝተፋላለዮ ሓድሽቲ ቕዲ ኣከዳድና ኽትቆሙን ዕዘብ ኢና እዙይ ሓድሽቲ ቕዲ ኣከዳድና ንዕዘወ ዘለና ድማ ዙርያና ተብሃለ ይፍለጥ በዝኂ ደቂ ኣንስትዮ ድማ ይጥቆማሉ

ደቀ ኣንስትዮ ይኾኑ ደቃ ተባዕትዮ ዝተፋላለየ ሓሽቲ ቕዲ ኣከዳድናን ኣሠራራሓ ጸወጕርን ወቂቦም ዘረአይሉ ኾይኑ እዝ ቕዲ ኣከዳድና ልማ ባህላዊ ኾይኑ ዙርያና ተብሃለ ኣይፍለጠ።

ኣብ ዓለምና ብዙሓት ተፈልጥቲ ሰባት ኣለዉ። እዙ ኣብ ምስሊንርእዮ ዘለና ድማ ፕሬዝደንት ኢሳያስ ኣፍወርቂ ይበሃል። ናይ ሃገረ ኤርትራ መራሕ እዩ።

ብመዙሕቲ እህም ደቂ ሰባት ዕለታውምናውርኦም ንምምራሕን ኣታውዮም ኣፍተፈለ ደዓው ድ ሠራሕትታት ክሰርኁን ኽምንስፈላይ ሥራሕቲ ኣትክኸፍቱን ንእዘብ ኢና እዝ ኑርዮ ዘለና ዓነት ሠራሕ ድማ ባርና ሬስተራት ደኣማት ይበሃል

ድቂ ተባዕትዮ ይሁኑ ደቃ ምስትዎ ዝፋላለዊ መጋየጽን መማላኽእን ክጥቆምን ዕዘብ ኢና እዙይ መጋየጺ ንርእዮ ዘለና ድማ ኣብ ክሳድካ ዝእሠር ኮይኑ ወርቂ እናተብሃለ ድማ ይፍለጠ።

ደቂ ኣንስትዮ ይኹኑ ደቂ ተባዕትዮ ዝተፋላለዩ መጋየፂታትን መመላኽን ክጥቆሙ ንዕዘብ ኢና፡፡ እዚ ንርእዮ ዘለና መጋየፂ ድማ ወርቂ እናተባሃለ ይፍለጥ፡፡ መብዛሕትኡ ጊዜ ደቂ ኣንስቲዮ ይጥቀማሉ፡፡

ወዲ ሰብ ናብርኡ ንምምሕያሽ ዝተፈላለይ ዓይይነታት ሠራሕቲ ምትዕድዳግን ንምስራሕ ንዕዝዋ ኣብዚ እንርዮ ዘለና ድማ መሸጢ እንዳጫማ እዩ።

ከም ዝ ፍለጥ ኣብ ኢቲዬጴያ ይሁኑ ኣብ ትግራይ ብዙኃት ኣይነት ተፈለጥ ሰባት ኣለዉ እዝ ንዕዘወ ዘለና ተፈላጥ ሰብ ድማ ጀነራል ብርሃነ ጅላ ይበሃል።

ናይ ዝተፈላለዩ መሸጢ ትካላትን ስፐርማርኬትን ካልኦትን መፍለጢ ታፔላ እንትከውን፣ ሓደ ካብኣቶም ናይ ስራሕቲ ሕትመት ሆፕ /ወዲ ዕቡይ/ ዝብል ዝተፈላለዩ ኣብ ካናቴራ ዝሳኣል ስእልን ካልኦትን ዝሕተመሉ ቦታ እዩ።

ኣብ ሃገርና ብዙኃት ክልላት ኣለዋ እዘን ክልላት ድማ ነኒ ኅድኅደን ዝተፋላለየ ባንዴራታት ክጥቀማ ንርየን ኢና እንዕዘዎ ዘለና ድማ ናይ ኢትዮጵያ ባንዴራ እዩ::

እንስሳት መብዙሕቲኡ ጊዜ ናይ ገዛ እንስሳን ናይ በርኻ እንስሳን ኢልና ኣብ ክልተ ንኸፍሎም ኢና እዝ ንእዘቦዎ ዘለና ድማ ናይ በረኻ እንስሳ ኾይኑ ኣምበሳ እናተበሃለ ድማ ይፍልጥ።

ደቂ ኣንስትዎ ይኹኑ ለቂ ተባዕትዮ ስተፋላለይ መጋየጽን መላኽወን ይጠቀሙ እዮም ኣዛን ሬኣ ዘለና ወርቂ እነት ውሃለትትፍለጥ ኣክሳድ ኣብ ርሱውን ትብሠር እያ በዝ ሕድማ ደቂ ኣንስትዎ ይጠቀማለ።

ከም ዝፍለጥ መንግስታውን ዘይመንግስታዊን ትካላት ንዓና ይውክለና እዩ ኢለን ዝኣመንሉ ኣርማ ኽጥቀማ ንዕዘብ ኢና። እዚ እንርእዩ ዘለና ኣርማ ድማ ማረት ወይ ከዓ ማህበራዊ ረዲኤት ትግራይ እንዳተብሃለ ይፍለጥ።

ጥበብን ባህሊ ትግራይ ዝገልፁ ብዙሓት ደቂ ኣንስትዮ ዝኽደንኦ ካብ ፈትሊ ተፈቲሎምን ከምኡውን ካብ ፃዕዳ ዓለባ ተኣሊሞምን ብዝተፈላለየ ሕብርታት ወቂቦምን ዝስርሑ ኮይኖም እዚ ድማ እቲ ንሪኦ ዘለና ድማ ዙርያ ይበሃል፡፡

ስራሕ ወዲ ሰብ መነባብርኡ ንምምሕያሽ ዝተፋላለየ ስራሕቲ ክሰርሕ ንዕዘቦ ኢና። ንዚንርእዮ ዘለና ድማ ናይ እምነት ኦርቶዶክስ ቤተ-ክርስቲያን ዝሽየጠሉ ናይ ካህናት ዝጥቖምሉ ጽላል ይበሃል።

ኣብ ኢቲጵያ ብዙኃ ተፈልእቲ ሰባት ኣለዉ ካብዙ ምዕዝኦ ዘለና ተፈላጥ ሰብ ድማ ሰይፉ ፋንታኹን ይበሃል።

መንግሥታውን ዘይመንግሥታውን ትጋላት ንኣና ይውክለና እዩ ኢሎም ዝኣመኑሉ ዝተፋላለይ ኣርማኽቲ ቆሙን ዘብ ኢና እዝ ንዘወዘለን ኣርማ ድማ ና ኢትጴያ ስታትክስ ተገልብሎት እዩ።

ሰባት ምስ ፈተውቶም ምስ ዕርኽቶም ከምኡውን ምስ ስድራ ቤይቶም ብምዃን ምስተፈላለዩ መዝናነዊ ቦታ ክኸዱ ንዕዘብ ኢነ እዝን እዞ ዘለና ምስናነይ ቦታ ድማ ናይ ሓምሳዋ መዝናነይ ቦታ እዩ::

ወዲ ሰብ ንምግብነት ካብ ዘጥቆሙ ኣሎም ብዙኃት ዓይነታት ምግብታት ሓደ ውፂኢት ኣትክልትን ፍራምርን እዩ እዝ ንዕዝዎ ዘለና ውፅኢት ኣትክልትን ፍራምረን ድማ ድንሽና ተብሃሉ ይፍለጥ ::

ኣብ ዕብየት ቛንቋን ባህልን ትግርኛን ዓብይ እጃም እንዳተፃወተ ዝርከብ ክበብ ስነ ጥበብ ሙዚቃ ሓደ እዩ። እዚ እንዕዘቦ ዘለና ካብቶም ባህላዊ ሙዚቃታት ድማ ሓደ ከበሮ እናተበሃለ ይፍለጥ።

ወዲ ሰብ ናው ርኡን ምሕያሽን ሕይወቱ ምምራሕን ዝተፈላለዩ ኣውደሥራሕ ተዋፊሩ ዝተፈላለይ ነግድም ይትዕዳግን ክሠርሕ ንዕ ዘብ ኢና እዝ ንዕዘዎ ዘለና ድማ ነግ ቤት መስተ እንዳቡን ይበሃል።

መሰረታዊ ግልጋሎት ንወዲ ሰብ ካብቶም ኣድላይ ዝበሃል ሓደ ኾይኑ እዝ ንዕዘቦ ዘለና ድማ ሕክምና እዩ። ሕክምና ኣብ ክልተ ይምቀሉ ንሳቶም እዉን ዘመናዊ ሕክምናን ባሕላዊ ሕክምናን ኢልና፣ እዝ ንዕዝቦ ዘለና ድማ ዘመናዊ ሕክምና ይባሃል።

በቂ ሰባት ካብ ሓደ ቦታ ናብ ካሊ ቦታ ካብ ሓደ ዓዲ ናብ ካልዓዲ ንምጕዓ ኣስተፋላለዩ ተሽከርከርቲ ኽጥቆሙ ንእዘብ ኢና እዙ ሓደ ኸብ ንዕዝወም ዘለና ተሽከርከርቲ ኾይኑ ጋሪ እና ተብሃለ ኣይፍልጥ።

ሰብኣት ዕለታዊ መነበብሮ ንንያሕም ምምተያሽን ተዓላለይብሉ ሠራሕት ተኽሳፍቡ ንእዘብ ኢና ይዙንርእዮ ዘለና ድማ ሕርሻን ደብርናን ክፊሎምሠትሰዓት ምእዘብ ኣለን።

ሙዚቃ ኣብ ዕብየት ቛንቋን ባህሊ ትግርኛን ዓቢይ እጃም ናተፃወተ ዝርከብ ክፋል ስነ ጥበብ ሓደ ኮይኑ እዚ ንዕዘቦ ዘለና ድማ ሙዚቀኛ ሓጐስ ገብረሂወት ይባሃል።

ከምዝፍለጥ ፍለጥ ኣብ ሃገርና ብዙሓት ዝተኻላለዩ ኃይማኖታት ኣለዉ፡፡ ንኣብነት ኦርቶዶክስ ተውሃዶ ቤተ ክርስቲያን ሓደ እዩ፡፡ ኣብ ንዕዘቦ ዘለና ድማ ናይ ኦምነት ኦርቶዶክስ ተውሃዶ ቤተ ክርስቲያን ዝርከብ ነጋርት ይበሃል፡፡

ኣብ ዕቤት ቛንቋን ባህሊ እት ግርኛን ኣብ ይ እጃም ናተፃዖተ ዘርከብ ክፋል ስነጥበብ ሓደ ሙዚቃ እዩ እዝ ንሪዮ ዘለናውሪ ሙዚቃዊ ድማ ጽጋኡ ተሻለ ይበሃል።

ደቂ ተባዕትዮ ይኹኑ ደቂ ኣንስትዮ ዝተፋላለዩ መጋየጽታትን መማላኽዕን ክጥቆሙ ንዕእዘብ ኢና። እዚ መጋየጽ እዙይ ኣብ ክሳድ ኣብ እዝኒ ዝእሠር ኮይኑ መብዛሕትአን ድማ ደቂ ኣንስቲዎ ይጥቆሞአ።

ንሓንታሃገር ኣድላይ ኻብ ዝ ብሃልሓደ ሕጊ ኣኽበርተ ኾይኑ ኣብ ሓደ ዓዲ ሕጊ ንክኽበር ሰላም ንኽሰፍን ገበንከይስፋሕፋሕን ኸምኡውን ልዕሊነት ሕጊንክኽበር ዓብዪ ኣስተዋጾ ኣለዉ።

መስተታት ብዙኃት ኸይነት መስተታት ኣለዉ ባህላዊ ኢልናን መዕሎም ዘመናዊ ኢልናውን መቕሎም ኽእሊና እዝ ንዕዘወ ዘለና መስተ ድማ ባሕላዊ መስተኾይኑ ሥዋ እና ተብሃለ ይፍለጠ።

ከንዘፍለጥ ነዘሕቲእም ደቂ ሰባት ዕለታዎም መነባብ ናውርኦም ንምምራሕን ኣታዊኦም ንምምሕያሽን ኣስተፈላለይ ዓውደ ሠራሕ ተምነዲቦም ፈላለይ ናይሕርሻን ግብርናን ሠራሕ እተኽሠርኁ ነዕ ዘብ ኢና እዚ ድማ ናይ ምርባሕ ኸፍቲ ይበሃል::

ስራሕ ብጣዕሚ ኣገዳሲ እዩ። ምክንያቱ መናባብሮና እናመሕየሸሉ ሓደሽቲ ነገራት ዝፈልጥሉ ምስ ሰባት ሓደሽቲ ምህዞታት ዝምሓየሽሉ ምስ ሰባት ዝረዳድእሉን እዩ። እዙይ ኣብ ምስሊ እትርእይዎ ዘለኹም መን ይብሃል?

ስራሕ ንወዲ ሰብ ብጣዕሚ ኣገዳሲ ዕለታዊ መናባብሩኡ ንምምሕያሽን ከምኡን ሓድሽቲ ምህዞታት ንምስራሕን ይጠቕም። ካብዚ እንርእዩ ዘለና ከዓ ውፅኢት ሓፂንመፂን ይበሃል። ማዕጾን ካሊእን ከም ዝኣምሰሉን ንምስራሕ ይጠቅም።

መብዛሕተኦም ደቂ ሰባት ዕለታዊ መነባብሮኦም ንምምራሕን ኣታዉኦም ንምምሕያሽን ዝተፈልለየ ስራሕትታት ክሰርሑ ንሪኢ ኢና፡፡ እዚ ንሪኦ ዘለና ድማ ኮሚደረ ይበሃል፡፡ ንምግብነት ድማ ይወዕል፡፡

መናእስይ ኣእምርኦም ንሚሕዳስን መንፈሶም ምኒ ዝንጋዕን ዝተፋላለዩ መዝናነይ ቦታ እናኸዱ ፍዝናነዩ ንእዘብ ኢና ዝን ሪዮ ዘለና መዝናነይ ቦታ ድማ ንሓንበሳ ይበሃል።

ኣብ ዓለምና ብዙኃት ኃይማኖታት ኣለዉ ካብኣቶዎም ኣርተዶክስ ተዉሃዶ ቤተ ክርስቲያን ሃደ እዩ እዝንዕዝዎ ዘለና ድማ ናይ ኣመንቲ ኦርተዶክስ ተዉሃዶ ቤተ ክርስቲያን መስቀል እዩ።

ደቂ ኣንስትዮ ይኾኑ ደቂ ተብዓትዮ ዝተፈላለየ መጋየጽን መማላኽዕን ክጥቆሙ ንዘብ ኢና ዝንርእዮ ዘለና ድማ ቅብኣት እዩ ካብ ኣውሊዕ ድማ ተሠርሑ።

ከምዝፍለድ መጽሓፍ ሓደሽቲ ኃብሬታታት ንረኽወሉ ናሕይወትቶም ተመኰሮናን መዕብበሉን ሓደሽቲ ምሕዞታት ንቐስሞሉን እዩ እዛ መጽሓፍ ዚኣድማ ዓብዪ ተስፋ ዝተብሃለት ብደራሲ ሻርለስ ዲኮንስ ዝተደረሰት እያ።

ኣቝሑ ት ብዙሓት ዓይነታት ኣቝኁ ኣለዉ ኣብ ቢሮን ጥቆመሎም ኣቝሕን ኣብ ናይ ገዛ ዝውዒሉ ኣቝሑታትን ኣለዉ እዝን እዞ ዘለና ድማ ካብቶም ኣብ ገዛ ንጥቆመሎም ኣቝሑ እዩ።

መጽሕፍትን ጋ ዜጣን ሓደሽቲ ሓበሬየት ኣታትንረኽወሉ ንሕይወት ምኲረና ነማዕብሉሉ እዩ እዝ ንእዘበሮ ዘለና ድማ ወተል ዊስያም ሸክስፔር ዝደረሶ ብሃይለ መከት ማዕሊ ዝተተርጕነዕ መጽሓፍቲ እያ።

ደቃ አን ስትዮ ዝ ተፈላለየ ዘመናዊ ቕድ ኣከዳድና ኽኽድና ንዕዘብ ኢና ካብዚ ንርእዮ ዘለና ዘመናዊ ቅድ ኣከዳድና ድማ ሽፈን ናተባሃለ ይፍለጥ።

ንሓንታሃገር ካብ ዘድልያ ወሰንቲ ነገራት ሓደ ሕጊ ኣኽበርተኾይኑ ንሱዉን ድዕነት ሕጊ ንክኸበር ሰላም ንኽሰፍን ንሓንታ ሃገር ጠጥጣን ክኽበርን ካብ ዝገብር ሓደ እዩ ዝንዕ ዘዎ ዘለና ድማ ሕጊ ኣኽባሪ ብሳይክል ናተጕዓዘ ንዕዘለ ኣለና።

ከም ዝፍለጥ ደቃንስትዎ ይሁንዶቕ ተባዕትዮ ስተፈላለይ መጋየ ጽታትን መማላኽን ክጥቆሙ ዕዘብ ኢና፣ ኣብዙ ንርእዮ ዘለና መጋየ ጽድማ ምሰንተር ይበሃል በዝ ኅድማ ደቃንስጢ ይጥቀማሉ።

ሕጊ ኣኽበርቲ ኣብ ሓንቲ ዓዲ ብጣዕሚ ጠቓሚ እዩ ሓድ ዓድ ሕጊ ንክኽበር ሰላም ንኽሰፍን ገበን ከይስፋሕፋሕ ልዕልነት ሕጊ ንክኽበር ብጥዕሚ ኣስተዋፅ ኣለዎ።

ኣብ ሃገርና መናእሰይ ኣእምረኦም ንምሕዳስን ንምዝነጋዕን ዝተፈላለዩ ስጶርታዊ ጸወታታት ክጫዋትውን ኣዕዘብ ኢና ሓደኻፍትን ዘወ ዘለና ስጶርታዊ ጸወታ ድሞ ብዕሱ እግሪ ናተብሃለ ይፍለጥ።

እንስሰ ኣብ ክልተይምቀሉ ንሳቶምውን ናይ ገዛ እንስሳን ናይ በረኻ እንስሳን እዝ ንዕዞቦ ዘለና እንስሳ ድማ ናይ ገዛእ እንስሳ ኾይኑ ብዕራዪ ይባሃል መብዛሓቲኡ ጊዜ ንመሕረስን ንምግብነትምውን ይውዕል እዩ።

ደቂ ሰባት ይኾኑዉን ንብረት ካብ ሓደ ቦታ ና ካሊቦታ ካብ ሓዲ ዓዲ ና ካል ዓዲ ንምጕዐ ዓዝ ተፋላለዩ ተሽከርከርትኽጥዖም ንዕዘብ ኢና ዝ ንዕ ዘዋ ዘለና ተሽከርከርቲ ድማ ጋሪ ናተብሃለ ይፍለጥ ::

ናብ ሓንቲ ዓዲ ካብቶም ወሰንቲ ነገራት ክህልው ዝግባእ ሓደ ሕጊ ኣኽበርቲ እዩ፡፡ ሕጊ ኣኽበርቲ ሰላም ንኽሰፍንን ናይ ሓንቲ ሃገር ንክኽበርን ከምውን ልዕልነት ሕጊ ንኽበር ሰላም ንኽሰፍን ካብ ዘድልዩ ሓደ እዩ፡፡

መናእሰይ አእምሮኦም ንምዝንጋዕን መንፈሶም ንምሕዳስን ምሕዳስን ዝተፈላለየ ስፖርታዊ ጨወታታት ከካይዱ ን ኣዘቢ ኢና ኣብዝም ርእዮ ዘለና ስጶርታዊ ጨወታ ድማ ክድሶስኪ ይት ይበሃል

ከም ዝፍለጥ ውሢት ኣትክልትን ሕምልትን ደቂ ሰባት ንምብነት ጥቖሙሉ ኮምኡውን ካፍናን ንምክልኻል ካብ ን ጥቆሙሎም ምብነት ስበድ ሓደ ኾይሙ ብዝም እዝወ ዘለና ድማ ውሲት ኣትክልተን ኅምልትን እዩን::

ኣብ ሃገርና ብዙኃት ዓይነታት መስተ ኣለዉ ኣልኮሎዉነት መስተ ዘለዎ መስተን ካብ ኣልኮሎነት ነጻ ዝኾኑ ዓይነት መስተን ከምኡውን ባህላዊ ይሆኑ ዘመናዊ መስተ ኢልናውን ኣብ ክልጠን ኸፍሎም ኢና እዝ ንዕዝዎ ዘለና ድማ ባሕላዊ ምስተ ኾይኑ ሥዋ እናተብሃል ይፍለጥ::

ሰባት ካብሓደ ቦታ ናብ ካሊእ ዘእዛ ካብ ሓደ ዓዲ ናብ ካሊእ ዓዲ ንዝተፈላለየ ንምጉዕዓዝ ንዝተፈላለየ ተሽከርከርቲ ዝጥቀሙ እዛ እንሪኣ ዘለና ተሽከርካሪት ድማ ጋሪ ትበሃል በ ብበዝሒ ንብረት ንምጕዕዓዝ ድማ ትጠቅም።

ሙዚቃ ኣብ ዕቤት ቛንቋን ባህሊ ቲ ግድና ዓብዪ እጃም ናተፀወተ ይረከብ ክፋል ስነጥበብ ሙዚቃ ሓደ እዩ ዝኑርየ ዘለና ሽ ሙዙቃዊ ድማ ድጄ ኣሹ ናተብሃለ ኣይፍበጥ ዘለማ ኸዓስተበል።

ሰባት መብዛሓትኡ ግዜ ምስ ደቆምም ስዕርኽቶም ከምውን ምስ ፈተውቶም ብምዃን ክዛናጕዑን ክዝናኖይን ርኢ ንዕዘብ ኢና እዙይ መዝናነይ ቦታ ድማ ስቴድም ይበሃል።

ካም ዝፍለጥ ኣው ኢትጵያ ብሠፋት ፍለቲ ሰባት ኣለዉ እዛንእዘባ ዘለናት ፍላእሠር ድኖ ነሠረት መይራክየትበሃል ንፋለጥ ብምሥላሕን ዝተፈላለዩ ደራማታት ምስራሕን ድማ ነፈልጣ።

ከምዝፍለጥ ብዙኃት ናይ ገዛ ኦሑኑ ጥቆምሎም ኣለዉ እዙ ናይ ገዛ ቝሑ ድማ መንከሽከሽ እናተብሃለ ዝፍለጥ ኮይኑ ብውን ዕምባባ ንምቕላዊ ድማ ኣይጣቕመና።

ወዲ ሰብ ንምድዩነት ካብ ዝ ጥቆሙሉ ሓደ ውፂት ኣትክልክን ፍራምረን እዩ እዝ ንዕዘወ ዘለና ውፂጥ ኣትክልክን ፍራምረን ድማ በነና ኣበካዶ ለየምን ጳጳየ እናተብሃለውን ይፍለጥ።

ኣብ ሓደ ዓዲ ሕጊ ንክክበር ሰላም ክሰፍን ከምኡ ውን ገበን ከይስፋሕፋሕ ነቲ ሕጊ ካብ ክክበር ካብ ዝገብሩ ሓደ እዩ። እዚ ንሪኦ ዘለና ምስሊ መን ተባሂሉ ይፍለጥ?

ደቂ ተባዕት ይኹኑ ደቂ ኣንስትዮ ስተፋዳለይ መጋየ ጽድ ኣማላኽዕን ክጥቆሙ ነዘብ ኢነ እዚ ንርእዮ ዘለና መጋየ ጽድማ ምስጠልን ይበሃል። መስቀል ወርቂ ኣሳድ ድማ የስርሕ።

ኣኽበርቲ ሕጊ ምህላው ን ሓንታሃገር ኣገዳስ እዩ ኣብኃድ ዓዲ ሕጊ ንኽኽበር ሰላም ንኽሰፍን ገመንቀይ ስፋሕፋሕን ከምውን ልዕልነት ሕጊ ንኽኽበር ዓብዪሰተዋፅዋ ኣለዉ።

ደቂ ኣንስትዮ ባህላዊ ይኹን ዘመናዊ ዝተፈላለ ዓይነት ቅዲ ኣከዳድና ክኽደና ንእዘብ ኢና ዝንርእዮ ዘለና ቕዲ ኣከዳድና ድማ ዘመናዊ ኾይኑ ቤልሎ ናተብሃለ ድማ ይፍለጥ።

ሙዚቃ ኣብ ዕቤት ቛንቋን ባህሊ ትግርኛን ኣብዪ እጃም እናተፃወተዘርከብ ክፋል ስንጥበት ሙዚቃ ሓደ ኾይኑ እዙይ መሳርሕ ሙዚቃን እርእዮ ዘለና ድማ ጊታር እናተብሃለ ይፍለጠ።

ደቂ ኣንስትዮ ዝተፈላለየ ሃይማኖታዊ በዓላት የክብራ። ኣብ ሃይማነታዊ በዓላት ዝተፈላለየ መጋየፂ ይጥቀማ ። ከምኡ እውን ኣብ ክሳደን ኣብ እዝነን እዚ መጋየፂ እንታይ ተባሂሉ ይፍለጥ?

እንስሳት ኣፍ ክልተ ይኽፈሉ ናይ ገዛ እንስሳን ናይ በረኻ እንስሳን ዙኦም ንሪእኦም ዘለና እንስሳት ድማ ናይ ገዛ እንስሳ ኾይኖም ኣብዑር ነተብሃሉ ይፍሎጡ ብበዝሒ ድማ ንመሓራስን ከምኡውን ምግብነት ይውዕሉ።

ከም ዝፍለጥ ኣብ ሃገርና ብዙሓት ዝተፋላልዩ ሃይማኖታት ኣለዉ ንኣውነድን ኦርተድኩስ ትስልምና ጵሮተስታን ቀኣሙሰድ እዮም ንትኒ እሰወ ዘለና ድማ ይምለት ይስልምና እዩ።

እንስሳት ኣብ ክልተን ንቕሎም ናይ በራኻ እንስሳን ናይ ገዛ እንስሳን እዝ ንዕዘብ ዘለና እንስሳ ድማ ናይ ገዛ እንስሳ ኾይኑ ብዕራይ እናተብሃለ ይፍለጥ መዛሕቲኡ ጊዜ ድማ ንምኅረስ ከምኡውን ምግብነት ድማ ይውዕል::

መንግሥታዊ ይኩኑ ዘይመንገሥታዊ ትካላት ንኣና ይውክለና እዩ ኢሎም ዝኣሞን ኢሉ ዝተፋላለዩ ኣርማታት ክጥቆም ንዕዘብ ኢና እዝ ንዕዘበ ዘለና ድማ ናይ ኣምበሳ ኣርማ እዩ።

ኣብ ሃገርና ብዙኃት ዓይነታት መስተ ኣለዉ ዘመናዊ ይኹኑ ባህላዊ ኳኣልኮል ነፃ ይኹኑ ኣልኮልነት ትሕስተወ ዘለዎም ኢልናውን ክንኰፍሎም ንኽእሊኢና እዝ ንዕዝወ ዘለና ድማ ኣልኮላዊ ትሕስተ ዘለዎ መስተ እዩ።

ኣብ ሃገርና ብዙኃት ዓይነታት መስተ ኣለዉ ኣልኰልነት ትሕዝተ ዘለዎ መስተን ካብ ኣልኮልነፃ ዝኾነ ዓይነት መስተን እዝ ንእዝወ ዘለና መስተ ድማ ኣልኮላዊ ትሕዝተ ዘለወ መስተ እዩ።

ኣብ ሃገርና ኢትዮጽያ ብዙኃት ክልላት ኣለዋ እዘን ክልላት ዝተፋላለየ ባንዴራ ኣለውን ኣብዚ ንዕዞ ዘለና ባንዴራ ድማ ናይ ሓጺየ ምልል ኽነይ ሓጺ ሓይለ ሥላሰየኮምውን ናይ ደርጊ ሥልጣን ዝነበረ ባንዴራ እዩ።

ወዲ ሰብ ዝተፈላለዩ መጋየ ጽድሚ መላኽን ክጥቀም ሕዘብ ኢና እዝ ንርእዮ ዘለና መጋየፂ ድማ ኣመንቲ ኦርተዶክስ ተዉሃዶ ቤተ ክርስቲያን ዝትቆምሉ መስቀል በሃል ኣሳድ ካድማ ይእሠር።

ሕጊ ኣኽበርቲ ንሓእንተ ዓዲ ብጥዕሚ ኣገዳስ እዩ ሕጊ ንኽኽበር ሰላም ንኽሰፍን ገበን ከይስፋሕፋሕ ኸምኡውን ልዕልነት ሕጊ ንኽኽበር ብጥዕሚ ኣስተዋፅዋ ኣለዎ።

መፅሓፍን ጋዜጣን ሓድሽቲ ሓበሬታታት ንረክበሉ ንሕይወት ተሞክሮና ነማዕብለሉ እዩ። ኣብዚ ንዕዘቦ ዘለና ድማ መፅሓፍ ድማ ናይ ሕብረተሰብ ትምህርቲ ሕብረተሰብ መፅሓፍ ተምሃራይ ሸድሻይ ክፍሊ ይብል።

ኣብ ሃገርና ብዙኃት ዓይነታት መስተ ኣለዉ ካብ ኣልኮል ነፃ ዝኾን ዓይነት ምስተን ኣልኮላውነት ትሕስተ ዘለዉ ዓይነት ምስተን እዙይ ንሕዝወ ዘለና መስተ ድማ ኣልኮላው ትሕስተ ዘለ ምስተ እየ።

ኦብ ሃገርና ብዙኻት ኃይማኖታት ኣለዉ እስልምና ኦርተዶኩስ ወርቲስታን ወዘተ እንዕዘቦ ዘለና ድማ ኣነንቲ እስልምና ዝኽተልዎ እዩ።

ኣብ ሃገርና ብዙኃት ዓይነታት ኃይማኖት ኣለዉ ኦርተዶክስ ፕሮቲስታንት እስልምና ወዘተ እዝንዕዝወ ዘለና ድማ ኣመንቲ እስልምና ዝኽተልዎ መስጊድ እዩ።

ከም ዝፍለጥ ውፂኢት ኣትክልክትን ፍራምረን ወዲ ሰብ ንምጉነት ቃብዘውዕሎም ንጕቢታት ሓደኾይኑ እዝን ዕዘዎ ዘለና ድማ ኣበካዶ ኾሚደረ እዩ ንምጉብነት ድማ ይውዕል።

ከም ዝፍልደጥ ኣህገርና ብዙኃት ዝተፋለለይ ኃይሞኖታታ ኣሎዉ እዙ ንእሰዊ ዘለማ ድማ እምነት ኣርተዶክስ ተውሃዶ ቤተ ክርስቲያን ኣህልናይ ና

ኣብ ሃገርና ኣብ ዝተፈላለዩ መዳያት ዘነጥፉ ብዙሓት ፈለቲ ሰባት ኣለዉ፡፡ እዙይ ተፈላጢ ሰብ ድማ ኣረጋዊ በርሀ ይበሃል፡፡

ከምዝፍለጥ እንስሳት መዛሕትኡ ጊዜ ናይ ገዛ እንስሳን ናይ በረኻ እንስሳን ኢልናው ክልተን ንኸፍሎም እዝ ንዒዞ ዘለና ድማ ናይ ገዛ እንስሳ ኾይኑ በቕሊ እና ተብሃለ ይፍለጥ።

ወዲ ሰብ ካብሓድ ቦታ ናብ ካሊ ቦታ ካብ ሓድ ዓዲ ናብ ካልእ ዓዲን ንጐምጉዓዝ ዝተፈላለይ ተሽከርከርቲ ኽጥቖም ንዕዘብ ኢና እዛ ንርያ ዘለና ድማ ተሽከርካርት ድማ መኪና ትበሃለ።

እንስሳት መዝሕቲ ጊዜ ናይ ገዛን ናይ በርኻ ተባሂሎም ኣብ ክልተ ይምቆሉ ። እዛ እንርእያ ዘለና ድማ ናይ በርኻ እንስሳ ኾይና ኣብ ኢትኦጵያ ጥራሕ ትርከብ ብሕታዊት እንስሳ እያ። ሹማ ድማ ዋልያት በሃል

ብዛሕ ድኡ ጊዜ እንስሳዓት ናይ ገዛን ናይ በረኻእንተውሂሎ መክልትቲ ኣይምቖሉ እዝ ንዕዘበ ዘለና ኣምስቲ ድማ ሓሰማ እናተብሃለ ይፍለጥ።

ወዲ ሰብ ናብርኡንምሕያሽ ተፋላለዩ ስራሕታት ንግዲ ምትዕድዳግን ክሰልሑ ንዕዘብ ኢና፡፡ እዚ ንርእዮ ዘለና ድማ ስራሕቲ ባህላዊ ክዳውንቲ ኾይኑ ነፀላ ወይ ከዓ ኹታ ዝኣመሰሉ ኽሸይድ ንዕዘብ ኣለና፡፡

ከምዝፍለጥ መጻሓፍን ጋዜጣን ሓደሽተ ሓበርይታጣት ንምርካኣብቦምውን ንሕይወት ቶመክርኦም ምልምዕባል ትቆምሉ እዩ ዘያንርያ ዘለና ድና ሕይወት ትብል ብተርጓሜ ኽፍሎም ነብራህት።

ኣብ ዓለምና ውዙኃት ዓይነት ስጶርታዊ ጨዋታታት ኣለዉ መናእሰ የእምሮኦም ንምሕዳስን ምዝነጋዕን ዝተፋላለዩ ስጶርታዊ ጨዋታታት የካይዱ እዮም እዙይ ስጶርታዊ ጸወታ ድማ ብዑሶ ሰደቓናተብሃለ ኣይፈለጥ።

መጽሕፍትን ጋዜጣን ወዲ ሰብ ዝተፈላለዩ ሓድሽቲ ሓበሬታት ዝረኽብሉ ናይ ሕይወት ተመክሮኦም ዘመዓብሉሉ እዩ እዛ ንዕዘባ ዘለና መፅሓፍ ድማ መጽሕፍ ቅዱስ ፍሎጦ ትብል ብቀሺ ብርሃነ ካሕሳይ ዝተደረሰት እያ

ኣብ ዓለምና ብዙሓት ዓይነት ስፖርታዊ ጸዎታታት ኣለዉ መናእሰይ ኣእምርኦሞ ንምሕዳስን ንምዝንጋዕን ድማ ዝተፈላለዩ ስፖርታዊ ጸዋታታትውን የካይዱ እዮም ሓደ ኻብንዕዘቦም ዘለና ድማ ናይጕያ ውድድር እዩ።

ሰባት ኣብ ዝተፈላለይ ዓውደ ሥራሕ ተዋፊሮም ይርኮው ሥራሖምንፍላጥን ምልላይን ድማ ዝተፋላለይ ምፋለጥታት ኽጥቆሙን ዕዘብ ኢነ እዙ ንዕዘቦ ዘለና ምፋለጥ ድማ ናይ ፋና ሬድዩ እዩ::

ኣብ ኢቲጴያ ብዙኃት ተፈልጥቲ ሰባት ኣሉዉ ኣዙ ንእዞ ዘለና ተፈል ሰብ ድማ መንግሥቱ ኃይለ ማርያም ይበሃል።

ሙዚቃ ኣብ ቤት ቛንቋን ባህሊ ትግርኛን ዓብዪ እጃም ናተፃወተ ዘርከብ ክፋል ስነጥበብ ሓደ ኾይኑ ዝንርዮ ዘለና ሙዚቀኛ ድማ ሙዚቀኛ ድማ ፀሓይቱ ባራኪ ትበሃል::

ደቂ ሰባት ካብ ሓደ ቦታ ናብ ካልእ ቦታ ወይ ድማ ካብ ሓደ ዓዲ ናብ ካልእ ዓዲ ዝተፈላለዩ ተሽከርከርትን መጉ ዓዘያን ክጥቀሙን ንዕዘብ ኢና፡፡ ኣብዚ ንምልኮቶ ዘለና መጓዓዚያ ድማ መኪና ትባሃል፡፡

መንግሥታዊ ይሁኑ ዘይመንግሥታዊ ትኻላት ንኣና ይውክለና እዩ ኢሎም ዝኣመኑሉ ኣርማ ኽጥቆሙን ዕዘብ ኢና እዝን እዝ ዘለመ ኣርማ ድማ ናይንያላይ ይንሽራንስ እዩ።

ምግቢ ንወዲ ሰብ ካብ ዘድሎየ መሠረታዊ ነገር ሓደ ኾይኑ ዝንዕዝ ዘለና ድማ ውፂኢት ኣትከልትን ኣኅምልትን ኮይኑ ወዲ ሰብ ንምግብነት ይጥቆመሉ ቆምውን ንሕማምኒ ምክልኻልዉን ይጥቆመሉ ኢና

ኣብ ሓደ ዓዲ ክህልው ዝኽእል ወሰንቲ ነገራት ሓደ ሕጊ ኣኽበርቲ እዩ። ንሱውን ሰላም ንኽሰፍን ድልነት ሕጊ ንኽበር ጸጥታ ናይታ ዓዲ ንኽሰፍንን ንኽበርን ካብ ዝጠቕሙ ።

መንግሥታውን ዘይመንግሥታውን ትካላት ንዓናይ ይውክልና እዩ። ኢሎም ዝኣሙንሉ ኣርማ ኽጥቆም ንዕዘብ ኢና እዝ ንርእዮ ዘለና ድማ ማኅበር ልምዓት ትግራይ ናተብሃለ ይፍለጥ::

ሰባት ካብ ዝተፈላለዩ ቦታ ናብ ዝተፈላለዩ ቦታ ካብ ሓደ ዓዲ ናብ ሓደ ዓዲ ንምጉዕዓዝ ዝተፈላለዩ ንምንቅስቃስ ዝተፈላለዩ መጓዓዝያታት ይጥቀሙ። እዚ ትሪእዎ ዘለኹም አብ ምስሊ እንታይ ዓይነት መጓዓዝያ እዩ?

ከምዝፍለጥ መጽሓፍ ሓድሽቲ ሓባርይታታ ትንረኽወሉ ናይ ሕይወት ቶመኲሮናን ነማዕውለሉን እዩ እዛ መጽሓፍ ብፍቕር መንገድ ዝተብሃለት እበወለድ ብዓለማ ኣዮሕገብሩ ሕይወት ዝተደረሰት መጽሓፍ እያ።

ኣብ ዓድና ብዙኃት ባሕላዊ ሓድግታት ኣለው። ብፍላይ ኣብ ትግራይ እዚን ንዕዘቦ ዘለና ድማ ሓወልቲ ኣኽሱም ይበሃል። ብዙኃት ናይ ዓድን ናይ ደገን ናይ ወሽጢ ዓድን ናይ ደገን ድማ ክበጽሑ ክርእዩ ይመጹ።

ኣብ ሃገርና ብዙኃት ኣይነታት መስተ ኣለዉ ዘመናዊ ይኾኑ ባህላዊይ ኣልኮልነት ክርስቶ ዘለዎም ይኾኑ ኣልኮላዊ ነፃ ዝኾኑ መስተታት ኢልናውን ኣብ ኲልተንሆፍሎም ኢና እዝን እዞ ዘለና ድማ ኣልኮላዊ ክርስቶ ዘለዎ ምስተ እዩ።

ደቂ ተዋዕትዮ ይኹኑ ደቃ እንስትዮ ዝተፋላለየ ሓደሽቲ ቕዲ ኣከዳድና ኣሠራርኃፆግሪ ወቂቦም ምርኢት ዘቕርዉሉ እዩ።

ኣብ ሃገርና ብዙሓት ማዕከናት ዜናን መራኽብቲ ሓፋሽን ኣለዋ፡፡ ኣብዚ ንሪኦ ዘለና ብድምፂ ወያነ ዝመሓላለፍ ዘሎ ብዛዕባ ተመዛበልቲ ህዝቢ ትግራይ ይትንትነልና ኣሎ፡፡

መብዛሕትኡ ጊዜ ደቂ ተባዕትዮ ይኾኑ ደቂ ኣንስትዮ ዝተፈላለዩ መጋየጽን መመላክዕን ክጥቀሙ ንዕዘብ ኢና። እዚ እንርእዩ ዘለና ድማ ኣብ ክሳድካ ካብቶም መጋየጽታት ኣብ ኽሳድካ ዝእሰር መጋየፂ እዩ።

መንግሥታውን ዘይመንግሥታውን ትካላት ንኣና ይውክለናዩ እዩ ኢሎም ዝኣሞኑሉ ኣርማ ኽጥቆም ምዕዘብ ኢኖ ዝንርእዮ ዘለና ኣርማ ድማ ትግራይ ስፖርት ኣካዳሚ ይብሃል::

ኣብ ሃገርና ብዙሓት ማዕኸናት ዜናን መራኸብቲ ሓፋሽን ኣለዋ፡፡ ካብዚ ንዕዘዎ ዘለና ማኣኸናት ዜና ሓደ ብጽንተት ዝተበተነ ህዝቢ ዞባ ምዕራብ ደው ይበል ዝብል ዜና ንዕዘብ ኣለና፡፡

ሙዚቃ ኣብ ዕቤት ቛንቋን ባህለ ቲ ግርኛን ዓብዪ ዕጃምና ተፃዖተ ዘርከብ ክፋልስን ጥበብ ሙዚቃ ሓደ ኾይኑ ዝኑሪእዮ ዘለና ሙዚቃዊ ድማ ዜናዊ ሃይለ ማርያም ይበሃል።

በቂ ሰባት ካብ ሓደ ቦታ ናብ ሓደ ቦት ናብ ካልእ ቦታ ወይ ድማ ካብ ሓድ ዓዲ ናብ ካል ዓዲ ምጕዓ ኣስተፈላልየ ትራንስፖርትን ተሽከርከርትን ይጥቀም፣ እዚኣ ንርያ ዘለና ድማ ኣይሱዙ ትበሃለ።

እስጶርት ንወዲ ሰብ ብዙኅ ጠቕሚ ይበና መናእሰይ እምብኦም ንምንዝነጋዕን ንምሽዳስን ከምኡውን ካብ ስተፋላለ ኢየሱስ ነፃ ኾይኖም ኣብ ስጶርትኣይንቲ ኣይኒሻት ጨወታን ኽጫወት ይክግዘና።

ደቂ ሰባት ካብ ሓደ ቦታ ናብ ካል ቦታ ወይ ድማ ኻብ ሓደ ዓዲ ናብ ካልእ ዓዲ ምጐዓዓዝ ዘተፋላለዩ ተሽከርከርቲ ኽድቆሙን እዘብ ኢና ዛን ዘባ ዘለና ተሽከርካሬት ድማ ነይ ሕዝቢ ተሽከርካርት ኢና::

ሰባኣት ካብ ሓደ ቦታ ናብ ሓደ ቦታ ካ ሓድ ዓዲ ናብ ካል ዓዲ ዝተፈላለይ ተሽከርከርትን መጕዕ እዘያን ክጥቆሙንእዘቢ ኢና ዛ መጕዕ ዘያን ርእኣ ዘለና ድማ ኣውቶብስቲ በሃል ሓዳ ቦታ ናኣውካል ቦታን መጐዓ ዝተጠቕመና

ኣብ ሃገርና ኢትጴያ ብዙኃት ስጶርታዊ ጨዋታታት ኣለዉ መናእሰ የኦም ሮኦም ንምሕዳስን ምዝነግዕን ዝተፋላለዩ ስጶርታዊ ጨዋታታት ከካይዱን ዕዘብ ኢና ሓደኻውኦም ድማ ናይጕያ ውድድር እዩ።

ከም ዝፍለጥ መብጻሕተኦም ደቂ ሰባት ዕለታዎም እናውሩኦም ንምምራሕን ኣታዊኦም ንምምሕያሽን ብስተፋላለይ ዓውደ ሥራሕ ተዋፊሮም ይርከዉ ሡርሖም ንምንፍላጥን ምልላይን ድማ ዝተፋላለይ መፋልጥታስ ክትቆምን ርኢና።

ኣብቲ ግራ ስተፈላለዩ መስተታት ክዝብተሩ ነእሰብ ኢና ካብቶም መስተታት ድማ ባህላዉን ዘመናውን ኢልናውን ኣብ ክልተ ኸንቈፍሎም ንኽል ኢና ኣፍዙ ምልኮቶ ዘለናግን ዘመናዊ መስተኾይኑ ኣረቀየብዝበሃሉን ክንፈልጦ ንኽድ ኢና።

ትምህርቲ ንወዲ ሰብ ካብ ዘድልዮ ምሠረታዊ ነገራትካብ ዝብሃሉ ሓደ ኾይኑ ፍልጠት ዝቐስምሉ ንሕይወቶም ተሞክርኦም ዘማዕብሉሉን ሓደሽቲ ምሁዘታትን ዝምሕዙሉ እዩ።

ከምስ ፍል ለበድ መጽሓፍን ካ ዜጣን ሓድሽ ኃብርይታታት ንረኽወሉን ከምኡውን ሕይወትቶምቕክሎና ነማዕብለሉን እዩ ዝንዕዝወ ዘለና መጽሓፍ ድሞ እብት ሕይወቲበሃል ተርጓሚ ክፍሎም መብረሃቱ።

ከምዝ ፍለጥ መጽሓፍ ሓደሽ ኃበርይታታት ንረኽወሉን ንሕይወቶም ተመኰሮና ንቕስመሉን ይፈልጦሉን እየ ዝንዕዝወ ዘለና መጽሓት ድማ ኣንድሮ ሜዳ ስተብሃለኾኑ ዶር ሮዳስታደሰ ስተደረሰት እያ።

ትምህርቲ መርቲቢ ክኣብቶም ዎድ ሰብዓድላይ ዘበሃሉ መሠረታዊ ነገራ ዘድሊ ሓደ እዩ ሓደሽቲ ሓብሬይታታፍ ዝረኽዉሉን ናሕይወት ቶምክርኡ ዘምዓውለሉን ከምውን ሓደሽቲ ምሕንዘ ታፍስምሕ ዘሉን እዩ

ኣብ ሃገርና ኢትዮጵያ ብዙኃት ክልላት ኣለዋ ነንኅድ ኅደ ነተን ክልላት ድማ ዝተፋላለየ ባንዴራታት ይጥቀማ እዛ ባንዴራ እዚኣ ድማ ናይ ዓፋር ባንዴራ እያ።

ኣብ ሃገርና ብዙኃት ኣሠራርሓ መንበር ገዛ ኣለዉ ዘመናዊ ይኹን ባህላዊ ኢድናኣዉን ምኸፍሎም ኢና እዙይ ንዕዞ ዘለና ባሕላዊ መንበሪ ገዛኣይ በሃል ጐጀ እና ተብሃለውን ይፍለጥ እዩ።

እስ ሰሃት መፍዛሕቱ ብፊኤ ናይ ገዛን ናይ በረኻእንተ ዉሒሎም ኣውክልታ ይምቁሉ ኅብዝን ምልኮቶ ዘለና ድማ ናይ ገዛን ስሳ ኾይኑ በቕሊት በሃል መፍዛሕቱ ጊዜ ንመጎዓዝያ ንጥቀመላ።

ኣብዛሕድ ጊዜ የ ደቃ ንስቲወኽስተ ፈላለየመመላኽንን መጋየ ጽንቂ ጥ ጠማንርኢኢነ እዝ ንዕዘበ ዘለ ዘለና ድማ ኣርጢፍሻል ጸጕሪናተውሃለይፍለጥ ተቃ ንስቲ የብለዘይ የዘውትሮ።

ሰባት ምስ ደቆም ምስ ኣዕርኽቶም ከም'ውን ምስ ፈተውቶም ብምዃን ዝተፈላላዩ ኣገልግሎት ዝረክብሉ ዝተፈላለየ ምግብን ምስተን ዝእዝዙሉ እዩ። እዚ ንዕዘቦ ዘለና ድማ ቤት ስጋን ድራፍትን ይባሃል።

ደቂ ኣንስትዮ ይኹኑ ደቂ ተባዕትዮ ዝተፈላለየ መጋየፂታትን መመላኽዕን ክጥቀሙ ንዕዘብ ኢና፡፡ እዚ ንሪኦ ዘለና ዓይነት መጋየፂ ድማ ወርቂ ይበሃል፡፡ ብበዝሒ መብዛሕቱ ጊዜ ድማ ኣብ ደቂ ኣንስትዮ ይዝወተር፡፡

ወዲ ሰብ መነባብርኡን ምምሕያሽን ሕይወቱ እውን ምምራሕን ብተፋላለይ ዓውደ ሥራሕ ተዋፊሩ ስተፋላለይ ንግድን ምትዕድዳግን ሥራሕእቲኽሠርሕ ንዕዝዎ ኢና እዝንዕዘዎ ዘለና ንግድን ምትዕድዳግን ድማ ናይ እስሳት መሸጢ ኢና።

ደቂ ሰባት ካብ ሓደ ቦታ ናብ ካልእ ቦታ ካብሓድ ዓዲ ናብ ካሊእ ዓዲ ንውሮቶም ይኹኑን ንዋዕሊስቶም ክጐዓዙ ዝተፈላለያ ተሽከርትከርቲ ኽጥቀሙን ንዕዘብ ኢና እዛ ንሪኣ ዘለና ድማ መኪና ትበሃል ናይ መብዛሕቲኡ ንብረት ብምጉዕዓ ንፈልጣ።

ኣብ ሃገርና ዝተፈላለየ መጋየጽን መመላኽዕን ዘመናዊ ይኹኑ ባህላዊ ክጥቀሙ ንዕዘብ ኢና ።እዚ ንዕዘቦ ዘለና ድማ ባህላዊ መመላኽዒ ኾይኑ ንመርዓታት ድማ ይወዕል።

ደቂ ተባዕትዮ ይኹኑ ደቂ ኣንስትዮ ዝተፋላለዮ ቐዲኣከዳድና ወቂዮም ንርእዮም ኢና እዝ ንእዞዎ ዘለና ቐዲኣ ከዳድና ድማ ደቂ ኣንስቲዎ ዝጥቆማሉ ኾይኑ ጥልፊ እናተውሃለ ድማ ይፍለጥ።

ወዲ ሰብ ሕይወቱ ንምምራሕ ዝተተፋላለዩ ንግድን ስራሕቲ ምትዕድዳግን ኽገብር ዕዘብ ኢና፡፡ አዚ ንርእዮ ዘለና ንግድን ምትዕድዳግን ድማ እንቋቁሖ ፣ኮሚደረ፣ ሽጕርትን እኒአ፡፡

ንግድን ምትዕድዳግን ወድሰብ ዕለታዊ መነባብርኡ ንምምሕያሽ ዝሰርሖ ስራሕቲ እዩ። ካብቶም ስራሕቲ ድማ ካብዞም ንሪኦም ዘልና ስራሕቲ ሓደ ውፅኢት ዕንፀይቲ እዩ። ዕንፀይቲ ተጸሪቦም ዓራት ከምኡዉን ሶፋ ንምስራሕ ይጠቅመና።

ዘመናዊ ደቂ ተባዕትዮ ይኹን ደቃ አንስትዮ ብዝተፈላለዩ ሓደሽቲ ቅዲ ኣከዳድና ኣሠራርሕ ጸጕርን ወቂፎም ምርኢት ዝቕርወሉ እዩ። እዝ ንዕዘዋ ዘለና ድማ ጥልፊ ኸምእዉን ክሳዳ ግኒ ወርቂ ነታበሃለ ይፍለጠ።

ከም ዝፍለጥ እንስሳት መዙሕቲኡ ጊዜ ናይ ገዛን ናይ በርኻ እንስሳን ተውሂሎም ኣብ ኲልተ ኽንኰፍሎም ኽእል ኢና እዝንዕዞ ዘለና ድማ ናይ በርኻ እንስሳ ኾይኑ ናይኣድዲ በርኻ እና ተውሃለ ድማ ይፍለጥ።

መስተ ብዙኃት ዓይነታት መስተ ኣለዉ ካብ አልኮል ነፃ ዝኾነ ዓይነት መስተና ኣልኮላውነት ትሕዝቶ ዘለዎ መስተ እዚ ንዕዘቦ ዘለና መስተ ድማ ካብ ኣልኮል ነጻ ዝኾነ መስተ እዩ ምሬንዳ ስፕራይት ይበሃል::

ሕብረተሰብን ስድራን ብሓደ ኾፊሎም ዝተፈላለይ ስራሕትታት ክሠርፈቡን ዕዘብ ኢና ዝንዕዘዎ ዘለና ድማ ስፈ ይበሃል ድሃሪ ቆምኡውን ብላኻ ድማ ይስራሕ።

ንግድን ምትዕድዳግን መብዛሕቶኦም ደቂ ሰባት ዕለታዊ መነባብሮኦም ንምምራሕን ኣታዊኦም ዝተፈላለዩ ዓውደ ስራሕ ክሰርሑን ንዕዘብ ኢና። እዚ ንሪኦ ዘለና ድማ መሸጥን መራከብታትን እዩ።

መንግሥታውን ዘይመንግሥታውን ትካላት ንኣና ይውክለና እዩ ኢሎም ዝኣመኑሉ ዝተፍላለይ ኣርማታት ክጥቆሙን ሕዘብ ኢና እዝ ኣርማ ዝድማ ናይ ኢትጴያ ብሕራዊ ባንኪ እዩ።

መሠረታዊ ግልጋሎት ምውሳድ ካብቶም ኣድላይ ካብዙብሃሉ ወሰንቲ ነገራት ሓደ ኣብዘን ዘለና መሠረታዊ ግልጋሎት ተሽከርከርቲ ሓንቲ ባጃጅ እያ።

ኣብ ዓለምና ብዙኃት ኣይማኖታት ኣለዉ ካብኣቶም ሓደ ድማ ኦርተዶክስ እዩ እዝ ንዕዘዎ ዘለና ድማ ኣመንቲ ኦርተዶክስ ተዉሃዶ ቤተ ክርስቲያን ዘትቖምሉ መሣርሕ እዩ በገና ና ተውሃለ ድማ ኣይፍነጥ።

ሰባት ብለታዊ ምናው ርኦም ንምምራሕ ኣብ ስተፋላለይ ዓውደ ሥራሕ ተዋፊሮም ይርከዉ ሡርሖም ንምፍላጥ ንምልላይን ድማ ተፋላለይ መፋል ጥታት ክጥቖሙ ረይኣዩ።